እዚ አብዚ ምስሊ እዚ እነሪኦ ዘለና ክርስተያን ሃይማኖት ዝፍለጥ እንተከውን ደቂ ሰባተ እንተሓሚሞም ናበቲ ቦታ ብምካድ ዝፍወስሉ ማይጮሎት ይበሃል፡፡

እዚ ኣብዚ ምስሊ ትርኢዎ ዘለኹም ዝሽየጥ ጸጉሪ እንትኸውን መብዛሕትኡ ድማ ደቂ ኣንስትዮ ን መማላኽዒ ንመጋየጺ ጸጉሪ ይጥቀማሉ።

እዚ ኣብ ምስሊ እትሪእው ዘለኹም እፅዋት መንገዶዶ ዝበሃል ኾይኑ ኣብፍቲ ጥቃ መንገዶዶ ኸዓ ናይ መብራህቲ ሓይሊ ገመድ ይርከብ

እዚ ኣብዚ ምስሊ እዚ እንሪኦ ዘለና ደቂ ሰባት ንመዕረፊ፣ ንመፅለሊ ፣ንመንበርን እንጥቀመሉ ቐዳማይ ደብሪ ኻልኣይ ደብሪ እናተብሃለ ዝፍለጥ ኾይኑ ኣብ ጥቅኡ ኽዓ ዝተፈላለዩ እፅዋት ዝርከብ እንትኸውን እቲ ሓደ ኽኣ ስየ ዝተብሃለ ተኽሊ እዩ።

እዚ እንሪኦ ዘለና ምስሊ ገዓት ዝበሃል እንትኸውን ከምኢውን ሓሙሽተ ማንካ ዘለዎ ኾይኑ ብዝተኸለሰ ጠስሚ ዝተዳለወ እዩ።

እዚ ኣብ እዚ ምስሊ እዚ ኣብ ንርኦ ዘለና ደቂ ኣንስትዮ ንመጋየፂ ንመማላክዕን እንጥቀመሉ ከም ንገፅ መፀበቂ ከምኡ እውን ንፀግሪ መፀበቂ እንገብሮ እዩ።

እዚ እንሪኦ ዘለና ቤተክርስትያን ክርስትያን ጥራሕ ዘገልግለሉ ቤተ ክርስትያን እትኸውን ኣብ ውሽጢ እቲ ቤተክርስትያን ድማ ናይ ማርያም ኣዴና ምስሊ ዝርከቦ ከምኡ እውን ናይ ካልኦት ቁዱሳን ምስሊ ዝርከቦ እዩ፡፡

እዚ ብተፈጥርኡ ሰሓባይ ዝኮነ እፅዋት ደቂ ሰባት ንምዕረፊ ፅላል እንጥቀመሉ ሃፍቲ ተፈጥሮ እዩ፡፡

እዚ ኣብ ምስሊ እዚ እንሪኦ ዘለና ደቂ ሰባት እንገብሮ ሳእኒ እንድርታ እናተብሃለ ዝፍለጥ ጫማ እዩ።

እዚ ሓምለዋይ ዝኾነ ቦታ ሕርሻ ኾይኑ ቡዙሕ ምህርቲ ሃፍቲ ዝርከቦ እንትኸውን ንሓንቲ ዓዲ ዕብየት ዝጠቅም እዪ።

እዚ እንርእዮ ዘለና ምስሊ ኣብ ከተማና ከተማ ኣክሱም ዝርከብ ኮይኑ ደቂ ሰባት ካብ ዝነበሩ ነይሮም እናኸዱ ከለዉ እንትደኽሞም ከዕርፍሉ ዝኽእሉ ቦታ መቐመጢ እዩ።

እዚ ኣብ ምስሊ እትሪእዎ ዘለኹም ታሪኻዊ ቦታ ካብ እምኒ ዝተፀረበ እንትኸውን ከምኡ እውን አፍቲ ቦታ ሓደ ቆልዓ ወዲ ከምኡ እውን ኣባጊዕ ይርከብዎም።

እቲ ኣብ ምስሊ እትሪኢዎ ዘለኩም ኣብ ከተማ ኣክሱም ዝርከብ ኮይኑ ናይ ኣፍቶም ዩኒቨርስቲ በሪ ገና ኣብ ምስራሕ ዝርከብ ዘይተወደአ እዩ፡፡

እዚ ኣብ ምስሊ እትሪእዎ ዘለኩም ስራሕቲ ችፑድ ውፅኢት ዕንፀይቲ ኮይኑ ከምኡ እውን ቡዙሓት ሰባት እንተንቀሳቀሱ ዝርከቡ ኮይኖም ሰለስተ እግራ ተሽከርካሪትን ዝርከቦ እዩ፡፡

እዚ ኣብዚ ምስሊ ትሪእዎ ዘለኩም ንዓይንካ ሰሓባይ ዝኮነ እፅዋት ከሙኡ እዉን ንፅባቀ ሓንቲ ዓዲ ዘገልግል ሃፍቲ ተፈጥሮ እዩ።

እዚ ኣብ ምስሊ እዚ እንሪኦ ዘለና ኣብ ከባቢ ገጠር ዝፍለጥ እንትኸዉን ሽሙ ከዓ ሰቐላ ዝብሃል ኾይኑ ናይ ደቂ ሰባት መንበሪ ገዛ እዩ።

እዚ አብ ምስሊ እትሪኢዎ ዘለኩም ናይ ገዛ እንስሳ አድጊ ዝብሃል እንትኸውን ንመፅዓኒ አቑሕት እንጥቀመሉ እንስሳ እዩ፡፡

እዚ ኣብዚ ምስሊ እንሪኦ ዘለና ንህቢ እንትኸዉን ንደቂ ሰባት ዝህቦ ፍርያት ድማ መዓር ኮይኑ ቡዙሕ ሃፍቲ ኣታዊ ይገብር።

እዚ ኣብ ምስሊ እንሪኦ ዘለና ናይ ገዛ ኣቑሑ ከም ን ፓስታ መዝፈፊ፣ ንመኮረኒ ከምኡ ውን ንኻልኦት መዝፈፊ እንጥቀመሉ እዩ፡፡

እዞም ኣብ ምስሊ እትሪእዎም ዘለኩም ባህላዊ ክዳን ዝተከደኑ መርዓ እንትከዉን እዛ ዓርኪ መርዓት ድማ ፅላል እናፅለለትሎም ትርከብ።

እዚ ኣብዚ ምስሊ ዝርከቡ ክልተ መንእሰይ ከምእውን ብዚ ድሕሪት ክልተ መንእሰይ ሓድ መንእሰይ ዝረአ ዘሎ እንትኸውን ናይ ብሽክሌታ ጎማ እውን ዝርከቦ እዩ።

ኣብዚ ምስሊ እንሪኣ ዘለና ከተማ ብሓምለዋይ ዝኮነ እፅዋት ዝማዕረገት ኮይና ከምኡ እውን ጎቦ ዝርከባ ምልክዕቲ ዝኮነት ከተማ እያ፡፡

እዚ አብ ምስሊ እንርኦ ዘለና መጋየፂ ደቂ አንስትዮ እንጥቀመሉ እንትኸውን ሹሙ ድማ ብሪ ይባሃል፡፡

እዚም አብዚ ምስሊ እዛ እንሪኦም ዘለና ባህላዊ ሰነ ስርዓት ዝሓለወ መርዓ ትግራይ ኮይኑ ካባ ተከዲኖም ይርከቡ፡፡

እዛ ኣብ ምስሊ እንሪኣ ዘለና ጓል ኣነስተይቲ ባህላዊ ክዳን ራያ ተከዲና ባህለዊ ቁኖ ራያ ተቆኒና እንሪኣ ዘለና እያ፡፡

እዚ ኣብዚ ምስሊ እዚ እንሪኦ ዘለና ደቂ ሰባት ንምግቢ ነውዕሎ ኣሕምልቲ እንትኸውን ሽሙ ኸዓ ቆስጣ ዝተባህለ እዩ፡፡

እዚ ኣብ ምስሊ ትሪእዎ ዘለኩም ካብ እድኒ ዝተሰርሐ ኮይኑ ናይ ገዛ መጋየፂ ኣቑሕ እንትኸውን እቲ ሓደ ሽሙ ድማ ሞኾምብያ ይበሃል።

እዚ ኣብ ምስሊ እትሪእዎ ዘለኩም ዓብይ ህንፃ ኮይኑ ኣብ ውሽጢ እቲ ህንፃ ዝርከቡ ድማ እንዳ ሞባይል ፅገና፣ እንዳ መስተ ይርከብዎ፡፡

እዛ ኣብዚ ምስሊ እዙይ እንሪኣ ዘለና ናይ ትእምት ተፈላጢት ጓል ኣነስተይቲ ኮይና ሽማ ኻዓ ወይዘሮ ኣዜብ መስፍን ናይ ኣይተ መለስ ዘይናዊ ባዓልቲ ገዝኡ እያ።

እዚ ኣብ ምስሊ እትርእይዎ ዘለኹም ደቂ ሰባት ንኸይጠምዮም ንምግብነት ዘውዕልዎ እንትኸውን ሓዊ ውሕድ ዝበሎ እንጀራ ይበሃል።

እዚ ኣብዚ ምስሊ እንሪኦ ዘለና ኣሕምልቲ ደቂ ሰባት ንብዙሕ ሃፍቲ ኣታዊ ዕቤት ንግልገለሉ ፍራምረ እዩ፡፡

እዚ ኣብ ምስሊ እትሪእዎ ዘለኩም መርዓ ኮይኑ ብዙሓት መጋየፂ ኣለዎ፣ ካብቶም መጋየፂ መሶብ ኮይኑ ብዙሓት ባህላዊ መጋየፂ ዝርከብዎ እዩ፡፡

እዚ ኣብዚ ምስሊ እንሪኦ ዘለና እፅዋት ጠጠም ዝብሃል እንትኸውን እንስሳት ዝምገብዎ ኮይኑ ኣብ ትሕቲኡ ድማ ቆርቆሮ ይርከብ፡፡

እዚ አብ ምስሊ እንሪኦ ዘለና ክርስትያን ሃይማኖት እንጥቀመሉ ካብ ሓፂን ዝተሰርሐ መስቀል ዝበሃል እዩ።

እዛ ኣብዚ ምስሊ እንሪኣ ዘለና ናይ በረኻ እንስሳ ኾይና ሕብራዊት ዝኾነት ሽማ ከዓ ፅንብላሊዕ እትባሃል ትኸውን፡፡

እዚ ኣብዚ ምስሊ እዚ ንሪኦ ዘለና ኣብ ሸቐጣ ሸቐጥ ዝርከብ ኮይኑ ንመጥዐሚ ፀብሕታት እንጥቀሞ እቲ ሓደ ሽኖ ከምኡውን መርቲ ዝርከቦ እዩ፡፡

እዚ አብዚ ምስሊ ትርልዎ ዘለኩም ናይ የካቲት ዓሰርተ ሓደ ንመበል ኣርባዓይ ሓሙሽተይ ብክልተሸሕን ዓሰርተ ክልተን ዝተከበረ እዩ፡፡

እዚ ኣብ ምስሊ እንሪኦ ዘለና ኣብ ራያ ከባቢ ዝርከብ ኮይኑ ናይ ባህላዊ ዕርቂ ስነ ስርዓት ዝፍፀመሉ መንገዲ እዩ፡፡

እዚ ኣብ ምስሊ እትሪእዎ ዘለኩም መሳርሒ መፅረይ ስኒ እንትከውን ኣብ ስኒ ዝርከብ ርስሓት ንምፅራይ ዝጠቅም እዩ፡፡

ኣብ መሸጣ ድንዃን ዝረከብ ንምግብነት ዝውዕል እዩ።

እዚ ኣብዚ ምስሊ እዚ እትሪእዎ ዘለኹም ኣብ እንዳ መሸጣ ዝርከብ ጫማ ከምኡውን ኽዳን ዝርከብ ኾይኑ እዚ ጫማ ኸዓ ደቂ ተባዕትዮ ዘእትውዎ እዩ፡፡

እዛ ኣብ ምስሊ እትሪእዋ ዘለኹም ጓል ኣንስተይቲ ሓፍትና ኣብ ከባቢ ራያ ዝዝውተር ቁናኖ ተቆኒና እንትኸውን ኣብ ርእሳ ኸዓ ኣብ ፀጉራ ኸዓ ጠስሚ እናለኸየታ ትርከብ እዛ ኣዶ፡፡

እዚ ኣብዚ ምስሊ ንሪኦ ዘለና ናይ ገዛ ኣቁሑ ኮይኑ ዝተፈላለዩ ንምግብነት ዝዉዕል ከምኡ እዉን ንምግብነት ንዘይዉዕል ነገር ንምድቃቅ ይጠቅመና ።

እዚ ኣብዚ ምስሊ እዚ እንሪኦ ዘለና ዓይነት ምግቢ ደቂ ሰባት ብሓባር ተኣኪብና ዝብላዕ ፍትፍት ይብሃል።

እዚ ኣብ ምስሊ እትርይዎ ዘለኹም ዳዊት መፅሓፍ እንትኸውን ክርስትያን ሃይማኖት ናይ ሂወት ዝጥቀምሉ መፅሓፍ እዩ፡፡

እዞም አብ ምስሊ እንሪኦም ዘለና ሓደ ዓብይ አቦን ሓንቲ አደን ባህላዊ ክዳውንቲ ተከዲኖም ከምኡ እውን ባህላዊ ቁኖ ተቆኒና እዘን እዶ እንዳ ስሓቁ ይርከቡ።

እዚ ኣብ ምስሊ እንሪኦ ዘለና ቋንቋ ትግርኛ መፅሐፍ ተምሃርይ እንትክዉን ኣብ ላዕለዋይ ሽፋኑ ክዓ ናይ ሓወልቲ ኣክሱም ምስሊ ይርከብ።

እዚ ኣብ ምስሊ ንሪኦ ዘለና ፅባቀ ፀጉሪ መብዛሕትኡ ድማ ደቂ ኣንስትዮ ዝጥቀማሉ እንትኮና; ሓንቲ ጋል ኣንስተይቲ ፀቢቃ ንክትረአ እትጥቀመሉ እያ።

እዚ እንርኦ ዘለና ምስሊ አብ ውሽጢ ውሽጢ መሬት ካብ ከውሒ ዝተፈልፈለ ጥንታዊ ዝኾነ ቦታ እዩ፡፡

እዚ ምስሊ እንሪኦ ዘለና ኣበዓዕላ በዓል ልደት ካብ ኣፅቢ እንዳስላሴ እንትከውን እዞም እንሪኦም ዘለና ሰባት ድማ ፃዕዳ ክዳን ተከዲኖም ወቂቦም ንሪኦም ኣለና፡፡

እዚ እንሪኦ ዘለና ቀሻውሽቲ ከምኡ እውን ምእመናን ኮይኖም ስዋ እንዳሰተዩ ዝርከቡ እንትኾኑ እዚ ዝግበር ድማ ድሕሪ ፍፃመ ቅዳሰ እዩ፡፡

እዚ ኣብዚ ምስሊ ዝርከብ ናይ ጉያ መካየዲ እንትከዉን ሰለስተ ሰባት ድማ ንክጎዩ ተዘጋጅዮም ተዳልዮም ይርከብቡ

እዚ ኣብ ምስሊ እትርእዎ ዘለኩም ብዙሓት ቐሻውሽትን ምእመነን ተምሃሮ ናይ ሰንበት ዝተኣከብሉ እንትከውን ኣብ ምቅራብ ወረብ ዝርከቡ እዮም።

እዚ አብ ምስሊ እንሪኦ ዘለና አብ እንዳ ሽቀጣሸቀጥ ኮይኑ ደቂ አንስትዮ ንመመላክዕን መጋየፀን ፀጉርን ከምኡ አውን ገፀንን እግረንን ዝጥቀማሉ እዩ።

እዚ ኣብዚ ምስሊ እዚ እትሪእዎ ዘለኹም ደቂ ሰባት ስሚዒቶም ንምግላፅ ዝጥቀምሉ እንትኸውን መፃወቲ መሳርሒ ሙዚቃ ኾይኑ ሽሙ ኸዓ ጊታር ይባሃል፡፡

እዚ ኣብ ምስሊ ዝርከብ ኣሕምልትን ኣትክልትን አብቲ ውሽጢ ኣሕምልትን ኣትክልትን ዝልከቡ ድማ ሽጉርቲ፣ ኮሚደረ ዝኣምሳሰሉ ይርከቡ፡፡

እዚ ኣብዚ ምስሊ እዚ እንሪኦ ዘለና ዒላ ዝተባሃለ ከርሰ ምድሪ ማይ ኾይኑ ንመስተዪ እንስሳ፣ ተኽሊ ዝውዕል ኣብ ጥቑኡ ድማ ዝተፈላለዩ እፅዋት ይርከብ፡፡

እዚ ኣብ ምስሊ እዚ ንሪኦ ዘለና ዓተር ባሕሪ ዝበሃል እንትኸውን ንሰለስተ መዓልቲ ማይ ብምእላኽ ዝርከብ ቡቊልቲ ዝበሃል ምግቢ እዩ፡፡

እዚ ኣብ ምስሊ እንሪኦ ዘለና ቃላይ ደቂ ሰባት ንብዙሕ ሃፍቲ እነውዕሎ እንትኸውን እቲ ሓደ ድማ ንፍርያት ተክልታት የገልግል።

እዚ ኣብዚ ምስሊ እትሪእዎ ዘለኹም ካብ ዕንፀይቲ ዝተሰርሐ ኮይኑ ክርስትያናዊ መግለፂ መስቀል እንትኸዉን ከም እውን ንመሸጣ ዝዉዕል እዩ ።

እዚ አብዚ ምስሊ እትሪኢዎ ዘለኩም ባንዲራ ትግራይ እንትከውን ብዛሓት መግለጽታት ዝርከቦ እዩ። እቲ ሓደ ድማ ብጫ ብሩህ ተስፋ እንትገልጸ ቀይሕ ድማ መስዋእትነት ይገልፅ።

እዚ ኣብዚ ምስሊ እትርእይዎ ዘለኩም ቤተ ክርስትያን እንትከውን ኣብቲ ውሽጢ ቤተ ክርስትያን ደማ ሰእሊ ናይ ቑዱስ ጀወርግስ፣ ሰእሊ ናይ ኣዴና ማርያም፣ ሰእሊ ናይ ስላሴ ከምእወን ሓደ ዓብይ ምእመን ዝርከቦ እዩ።

እዚ ኣብ ምስሊ እንሪኦ ዘለና ኣብ ትግራይ ብፍላይ ድማ ኣብ ከባቢ ዓዲግራት ዝፍለጥ ምግቢ እንትኸውን ሽሙ ከዓ ጥሕሎ ይበሃል፡፡

እዚ ኣብዚ ምስሊ ንሪኦም ዘለና ኣወዳት ጥራሕ ዝርከብዎ ኮይኑ ተፃወትቲ ኩዕሶ እግሪ ክልተ ጋንታ እዮም፡፡

እዚ ኣብ ምስሊ እትሪእዎ ዘለኹም ናይ ኣቑሑ ገዛ መቐመጢ እንትኸውን ኣብ እቲ ጥቓ ናይ ገዛ እቑሑ መቐመጢ ድማ መውኩዒ ይርከብ::

እዚ ኣብ ምስሊ እንርእዮ ዘለና ኣብ ከባቢ ትግራይ ብፍላይ ከዓ ኣብ ራያ ዝፍለጥ ባህላዊ ኣከዳድና ክዳን ዘርእዩ ዘለው እዮም።

እዛ አብዚ ምስሊ እዚ ንሪአ ዘለና ጋል አንስተይቲ ሓንቲ አብ ትግራይ ካብ ዝፍለጥ ብሄረሰብ ኩናማ ዝተሰርሐት አስራራሓ ፀጉሪ እያ፡፡

እዚ አብ ምስሊ እትሪእዎ ዘለኩም ናይ ሻድሻይ ክፍሊ መፅሓፍ ሕብረተሰብ እዩ አብ እቲ ሽፋን መፅሓፍ ድማ ናይ ሓወልቲ አክሱም ምስሊ ይርከብ።

እዚ ኣብ ምስሊ እትሪእዎ ዘለኩም ንግዲ መሸጣ ደቂ ሰባት ካብቲ ንምግብነት ነውዕሎ እቲ ሓደ ሽሮ ዝባሃል እንትከውን ምስ እንጀራ ጌርና ክንበልዖ እንክእል እዩ።

እዞም ኣብ ምስሊ ዝርከቡ ክልተ ሰባት መግለፂ ተበፃሕነት ስሚንቶ ዝህቡ ቃለ መሕተት እዩ።

እዚ አብ ምስሊ እነሪኦ ዘለና ሓደ ካብቶመ ዓይነታት መስተ ኾይኑ ስዋ ዝበሃለ እንትኸውን መስተዩኡ ከዓ ዋንጫ ዝተባህለ ካብ ሓፂን ዝተሰርሐ እዩ፡፡

እዚ ኣብቲ ምስሊ እትሪእዎ ዘለኩም ናይ መሸጢ ማሳርሒ ኤሌክትሮኒክስን ናይ ጎማ መንፍሒ መሸጥን ዝተነፍሑ ጎማታትን ይርከብ፡፡

እዚ ኣብዚ ምስሊ ንሪኦም ዘለና ሓደ ወድን ሓንቲ ጓልን ባህላዊ ጥበብ ክዳን ራያ ለቢሶም እንትኾኑ ከምኡውን ናይ ራያ ቁኖ ተቖኒና ትርከብ፡፡

እዚ ኣብ ምስሊ እትሪእይዎ ዘለኽም ምግቢ እንትከውን ኣብ ውሽጢ እቲ ምግቢ ድማ ኮሚደረ፣ ኣሕምልቲ፣ እንጀራ ዝርከቦ እዩ::

አዚ ኣብ ምስሊ እዚ እትሪእዎ ዘለኹም ንመስተዪ መስተታት እንጥቀመሉ ካብ ዓምሓም ዝተባህለ ተኽሊ ዝስራሕ ኾይኑ ሽሙ ከዓ ሽክና ይባሃል፡፡

እዚ ኣብ ምስሊ እንርእዮ ዘለና ኣብ መንገዲ ዝተራከቡ ክልተ መንእሰይ ሰላም እንዳተበሃሃሉ እንዳተቀራረቡ እንከለዉ ንርእዮም ኣለና።

እዚ ኣብ ምስሊ እንሪኦ ዘለና ህንፃ ስራሕቲ ፀጉሪ ደቂ ተባዕትዮ እንትከውን ደቂ ተባዕትዮ ፀቢቆምን ወቂቦምን ንክረአዮ ዝጠቅም መሳርሒ እዩ፡፡

እዛ ኣብዚ ምስሊ ንሪኣ ዘለና ኣዴና ነፀላ ባህላዊ ከምኡ ውን ሽፈን ዝተባሃለ ክዳን ተከዲና ባህሊ ናይ ትግራይ እናርአየት ትርከብ።

እዚ ኣብ ምስሊ እዙይ እንርእዮ ዘለና ካብ ውፅኢት ኦቸለኒ ዝስራሕ ደቂ ሰባት ንምግብነት እነውዕሎ አብ እንዳ ሸቀጣሸቀጥ ዝርከብ እዩ።

እዚ ኣብዚ ምስሊ እንሪኦ ዘለና ትምህርቲ እንትኸውን ካብ ኦምን ቆርቆሮን ዝተሰርሐ ተመሃሮ ብዙሕ ፍልጠት ዝረኽብሉ እዩ፡፡

እዚ ኣብቲ ምስሊ እትሪእዎ ዘለኩም ሃይማኖታዊ ዝኮነ ቦታ ኮይኑ ኣብቲ ቦታ ድማ እምኒ እፅዋት ንርከቡ::

እዚ ኣብ ምስሊ እትርእይዎ ዘለኩም ገዛ ኮይኑ ኣብ እቲ ውሽጢ ገዛ ድማ ላሕሚ ከምኡ'ውን ናይታ ላሕሚ ምግቢ ሓሰር ይርከብ።

እዚ ኣብ ምስሊ እትሪእዎ ዘለኹም ብሓምለዋይ ዝኾነ ተኽልታት ዝተሸፈነ ኣክሱም ፅዮን ኮይኑ ፍሉይ ቦታ ኣብ ከተማ ኣክሱም ዝርከብ እዩ፡፡

እዚ ኣብዙይ ምስሊ እዙይ እንርእዮ ዘለና ክልተ ደቂ አንስትዮ ባህላዊ ኽዳን ተኸዲነን ሕንባሻ እንዳበልዓ ዝርከባ ኾይነን ከምኡውን መጋየፅን መመላኽዕን ገይረን እቲ ሓደ መጋየፅን መመላኽዕን ድማ ወርቂ ንብሎ ።

እዛ ኣብዚ ምስሊ እዙይ እንርእያ ዘለና ፅብቕትን ምልክዕትን ዝኾነት ከተማ ኣብዛ ከተማ ከዓ ከምእኒ ቆልቋል፣ ገልገል መስቀል ዝተበሃለ ተፈጥራዊ ዝኾኑ ተኽልታት ይርከብ።

እዚ አብዚ ምስሊ እንሪኦ ዘለና ወዲ ተባዕታይ መንእሰይ ተፃዋቲ ሙዚቃ ትግርኛ እንትከውን ሹሙ ከዓ ዘመን አለምሰገድ ይበሃል፡፡

እዚ ኣብ ምስሊ እትሪእዎ ዘለኩም ናይ ስፖር ማርኬት ኣቅሑ እንትከውን ደቂ ሰባት ንምግብነት ካብቶም እነውዕሎም ሓደ እዩ፡፡

ኣብዚ ምስሊ እትሪእይዎ ዘለኩም መፅሓፍ ግጥምታት ዝሓዘት ኮይና ኣፍቲ ሽፋን ናይቲ መፅሓፍ ወይድማ ናይ እንቁላሊሕ ምስሊ ይርከብ::

እዚ ኣብ ምስሊ እትርእዎ ዘለኩም ፀሓይ ጭራ ኮይኑ እቲ ዝወፀሉ ሰዓት ከዓ ኣጋግዘ ይባሃል፡፡

እዞም ኣብዚ ምስሊ እዚ እንሪኦም ዘለና ኣብ ትግራይ ዝርከቡ ኮይኖም ናይ ካቶሊክ ሃይማኖት ቤተ ክርስትያን መራሒ ኮይኖም ሽሞም ክዓ ኣባ ጥዑም ይብሃሉ።

እዚ እትርእዎ ዘለኩም ቤተክርስትያን እንትከውን ኣብ ውሽጢ እቲ ቤተክርስትያን ድማ ናይ ኣዴና ማርያም፣ ናይ ስላሴ፣ ናይ ቁዱስ ጀወርግስ ከምኡ እውን ቡዙሓት ዝኣምሰሉ ፃድቃናት ዝርከብዎ እዩ፡፡

እዚ ኣብዚ ምስሊ እዚ ትርእይዎ ዘለኩም ሓመላዋይ ዝኮነ እፅዋት ደቂ ሰባት ንብዙሕ ግልጋሎት ዝጥቀሙሉ እንትከዉን እቲ ሓደ ካኣ ንመፅለሊ መዕረፊ ይጥቀሙሉ፡፡

እዚ ኣብዚ ምስሊ ትሪእዎ ዘለኩም ጉባጉብ ዝበሃል እንትከዉን ዓበይቲ ኣዴታት ዝጥቀማሉ መጋየእዩ። ደቂ ኣንስትዮ ኮይኑ ኣብ በዓል ኣሸንዳ እዉን ዝገብርኦ እዩ

እዚ ኣብ ምስሊ እዚ ትሪእዎ ዘለኹም ናይ ክርስቲያን ሃይማኖት እንትኸውን ኣብዚ ምስሊ ከዓ ናይ ቅዱስ ሚኪኤል፣ ናይ ቅድስት ኣርሴማ፣ ናይ ኪዳነ ምህረት፣ ናይ ዝተፈላለዩ ቅዱሳን ምስሊ ዝርከቦ ኣብ ከባቢ ኽሳድ ዝግበር እዩ፡፡

ሓረስታይ ኣውዕር ፀሚዱ እንዳሓረሰ ይረከብ።

እዘን ኣብዚ ምስሊ እዚ ንሪአን ዘለና ኣዴታት ባህላዊ ክዳን ተኸዲነን ካብ ዓተር ባሕሪ ዝተሰርሐ ሕልበት ዝበሃል ዓይነት ምግቢ እናሰረሓ ይርከባ።

እዚ ኣብ ምስሊ እትሪኢዎ ዘለኩም ሓምለዋይ ዝኮነ እፅዋት ቅንጭብ ይባሃል፡፡ ቅንጭብ ድማ ኣብ ቅንጭብ ዝፈስስ ፈሳሲ ፃዕዳ ነገር እንትከውን ንዝተፈላለዩ መጣበቂ ንጥቀመሉ፡፡

እዚ ኣብዚ ምስሊ እዚ እንሪኦ ዘለና ኣብ ፃሕሊ ዝተሰርሐ ንምግብነት ዝውዕል ጥዕምቲ ልኾነት ፀብሒ ስጋ እያ፡፡

እዚ ኣብ ምስሊ እዚ እንሪኦ ዘለና ትምህርቲ ኮይኑ ኣብዚ ምስሊ ክዓ ቡዙሓት ተምሃሮ ናይ ትምህርቲ ስነስርዓት ክዳን ተኸዲኖም ካልኣይ ብርኪ ተምሃሮ እዮም።

እዚ ኣብ ምስሊ ንሪኦ ዘለና ኣኽሱም ፅዮን ማርያም ኮይኑ ኣብ ከተማ ኣኽሱም ዝርከብ እዩ። ከምኡ ድማ ብዙሓት ሰባት ፃዕዳ ነፀላ ብምኽዳን ዝተኣከብሉ እዮ።

እዛ አብ ምስሊ እንሪአ ዘለና ጋል አንስተይቲ ሓፍትና ሕንጦ ሓዚላ እትርከብ እዚ መሕዘሊ ሕጦ ከዓ ካብ ቆርቦት ከምኡ እውን ዛዕጎል ዝተሰርሐ ማሕዘል ይበሃል፡፡

እዚ ኣብዚ ምስሊ እዙይ እትርእይዋ ዘለኩም ጓል ኣንስተይቲ ናይ ኩናማ ባህሊ ፀጉሪ ኣሰራርሓ እንዳርአየት እትርከብ እያ።

እዚ ኣብዚ ምስሊ እንርእዮ ዘለና ሰለስተ እግራ ተሽከርካሪትን ካልኦት ዘአመሰሉ ተሽከርከርትን ኣዉሊዕ ሕክምና ስኒ ዝብልን እንዳ ምግብን ዝርከቦ እዩ።

ኣብቲ ምስሊ እትርእይዎ ዘላኹም ቤት ትምህርቲ እንትኸውን ኣብቲ ክፍሊ ቤት ትምህርቲ ድማ ተምሃሮ ይርከቡ። ኣብቲ ገዛ ናይ ቤት ትምህርቲ ድማ ዝተፈላለዩ ቕርፂ ምስሊ ይርከቡ።

እዚ ኣብዚ ምስሊ እዙይ እንሪኦ ዘለና ኣብ ወቅቲ ኽረምቲ ዝበቁል ኾይኑ ደቂሰባት ንምግቢነት እነውዕሎ ምሸላ ዝባሃል ኣትኽልቲ እዩ።

እዛ ኣብ ምስሊ እንሪኣ ዘላ ሓንቲ ኣዶ ናይ ባህላዊ ጥበብ ክዳን ተኸዲና ከሙኡ እዉን ካባ ተኸዲና እንሪኣ ዘለና ሓንቲ ኣዶ እያ ።

እዚ ኣብ ምስሊ እትርእዎ ዘለኹም መሸጢ ሽሮ፣ በርበረ ከምኡ እውን ፍራ ምረን ዝርከብዎ ኮይኑ እቲ ሓደ ድማ በናና ይባሃል።

እዚ ኣብዚ ምስሊ ትሪእዎ ዘለኩም ናይ ገዛ ኣቑሑ መጋየፂ እንትከዉን ሽሙ ድማ ስፈታት ይበሃል። እዚ ካብዞም ስፈታት እቲ ሓደ ድማ መረተብ ይበሃል ።

እዚ ኣብዚ ምስሊ እንሪኦ ዘለና ደቂ ኣንስትዮ መመላኽዕን መጋየፅን እንጥቀመሉ ካብ ቡሩር ዝተሰርሐ ኣብ ከባቢ ክሳድና እንገብሮ መጋየፂ እዩ።

እዚ ኣብዚ ምስሊ እዚ እንሪኦ ዘለና ተክሊ ሕሞር ዝበሃል እንትከዉን መፂፅ ጣዕሚ ዘለዎ ደቂ ሰባት ምግብነት ነውዕሎ እዩ።

እዚ ኣብዚ ምስሊ እንሪኦ ዘለና ጥንታዊት ከተማ ኣክሱም እንትከውን ከምኡ ድማ መሸጣ ባህላዊ ክዳን ቡዙሓት ሰባት ድማ ኣብዚ መንገዲ እንዳከዱ ዝርከብ እዩ፡፡

እዚ ኣብዚ ምስሊ እዚ እትሪእዎ ዘለኹም ቤት ምግብን መስተን ናይ ባህላዊ ኣሰራርሓ ገዛ ዘለዎ ቤት መስተ እንትኸውን ከምኡውን ንዝተፈላለዩ መመላኽዒ እቲ እንዳ መስተ ዝርከቦ እፅዋት እዩ፡፡

እዚ እንሪኦ ዘለና ምስሊ ስየ ዝተብሃለ ተክሊ እንትከውን ንከተማ ፅባቀ፣ ከምኡውን ንደቂ ሰባት ፅላል መዕረፊ የገልግል፡፡

እዚ ኣብ ምስሊ እንሪኦ ዘለና መውቀጢ ዝተፈላለዩ ነገራት እንትከውን እቲ ሓደ ካብ ስራሕቲ ዕንጨይቲ እንትከውን እቲ ሓደ ድማ ካብ ስራሕቲ ሓፂን እዩ።

እዚ እንሪኦ ዘለና ፍረ ንምግብነት ዝውዕል እንትኸውን ደቂ ሰባት ኣብ ዕለታዊ መነባብረኦም ዝጥቀምሉ ኾይኑ ወይኒ ይበሃል ።

እዚ አብ ምስሊ እንሪኦ ዘለና አብ ቤተ ክርስትያን ዝርከብ ብቆርበት ዝተሰርሐ ናይ ቅዱሳት ዝኮነ ታሪካዊ መፅሓፍ ዝሓዘ እዩ፡፡

ኣብዚ ምስሊ እትርእይዎ ዘለኩም ካብ ከዉሒ ዝተፈልፈለ ሃይማኖታዊ ገዳም ኮይኑ ኣብቲ ገዳም ድማ ክልተ ዓበይቲ ፈለስቲ ዝርከቡ ኮይኖም ከምኡውን ናይ ተምሃሮ ሰንበት ይርከቡ፡፡

እዞም ኣብዚ ምስሊ እንሪኦም ዘለና ቡዙሓት ሰባት ሓደ ዓይነት ክዳን ተኸዲኖም ዘለዉ ናይ ሰብዓ እንድርታ ፍሉይ ቦታ ኣብ ከተማ መቐለ ዝርከቡ እዮም።

እዚ እንሪኦ ዘለና ምስሊ ገዛ ኮይኑ አብ እቲ ደገ ገዛ ካዓ እዚ ንእሽተይ ወዲ መኮስተር ሒዙ እናፀረገ ይርከብ፡፡

እዚ ኣብ ምስሊ እትሪእዎ ዘለኩም ነጋሪት ዝባሃል እንትከውን ዝስራሓሉ ድማ እቲ ሓደ ካብ ቆርበት እንትከውን ክርስትያን ንመዝሙር ዘገልግልሉ እዩ፡፡

እዚ አብ ምስሊ ንሪኦ ዘለና ናይ ሙሉእ ቀዳማይ ብርኪ ቤት ትምህርቲ በሪ ማዕፆ እንትኸውን ካብ ሓፂን ዝተሰርሐ እዩ።

እዚ እትርእይዎ ዘለኹም ምስሊ "ፅሑፍ እምኒ ሓፃኒ ዳኒኤል" ዝብል ኮይኑ ከምኡ ውን ብሓፂን ዝተሰርሐ በሪ ዘለዎ ኾይኑ ኣብ ውሽጢ እቲ በሪ ከዓ ዓውሒ ዝተባህለ ተክሊ ይርከብ፡፡

እዚ ኣብዚ ምስሊ እዚ ትርኢዎ ዘለኹም ሕማቅ ጨና ዘለዎ እፅዋት ኾይኑ ንመባረሪ ጣንጡ እንጥቀመሉ ኮይንና ሽሙ ካዓ ጭዕንዶግ ይበሃል።

እዚ አብዚ ምስሊ ዝርከብ ሓደ ካብቶም ጥንታዊ መፅሓፍ ኮይኑ ኣብ ቤተክርሰትያን ዘግልግል እንትኸዉን ዝስርሓሉ ድማ እቲ ሓደ ካብ ቆርበት እንስሳ እዩ።

እዚ ኣብ ምስሊ እንሪኦ ዘለና ኣብ ክርስትያን ሃይማኖት ዝፍለጥ እንትኸውን ካብ ሓፂን ዝተሰርሐ ፀናፅል ዝበሃል እንትኸውን ንመዐጀቢ መዝሙር እንጥቀመሉ እዩ፡፡

እዚ ትሪእዎ ዘለኩም ምስሊ ካብ ከውሒ ዝተፈልፈለ እንትከውን ከምኡ ድማ ዝተፈላለዩ ቅርፅታት መስቀል ዝረአዮ ዘሎ እዩ።

እዚ ኣብ ምስሊ እትርእዎ ዘለኩም ኣብ ምስራሕ ዝርከብ ገና ዘይተወደአ ህንፃ እዩ፡፡ ኣብቲ ጥቃ ህንፃ ድማ ካልኦት መሳርሒ ነቲ ህንፃ ኣቁሕት ይርከብዎ፡፡

እዚ አብ ምስሊ እትሪእዎ ዘለኩም ዞባ ማእከል እንዳ ፍርዲ በሪ ኮይኑ አብ ውሽጡ ድማ ዝተፈላለዩ እፅዋት ይርከብ። እቲ ሓደ ዓዉሒ ይበሃል።

እዚ ኣብዚ ምስሊ እንሪኦ ዘለና ብዙሕ ጎቦታት፣ ተኽልታት ከምኡውን ተሳፈርቲ ተሽከርከርቲ ዝርከቦ እዩ፡፡

ኣብዚ ምስሊ ዝረአየኩም ዘሎ ሓምለዋይ ዝኮነ ቦታ ኣብቲ ውሽጢ ቦታ ድማ ኣባጊዕ ከምኡ እውን ናይዘን ኣባጊዕ እትሕሊ ጓሳ ዝርከበኦ እዩ፡፡

እዚ ኣብዚ ምስሊ እዚ እንሪኦ ዘለና እንዳ መሸጣ እንትኸውን ካብዞም ዝርከቡ ኸዓ እቲ ሓደ ፃዕዳ ሽንጉርቲ ፣ጉዕ ፣ ካሮት ይርከብ ።

እቲ ኣብ ምስሊ እትሪእዎ ዘለኩም ሓምላዋይ ዝኮነ ተክሊ ሹሙ ማንጎ ይበሃል። ማንጎ ድማ ንብዙሕ ሃፍቲ ኣታዊ ዘገልግል እዩ።

እዛ ኣብዚ ምስሊ እዚ እንሪኣ ዘለና መጓዓዝያ ንኸቢድ ፅዕነት እንጥቀመላ እንትኸውን ኸም ሕፃ፣ ጃህያ ዝኣምሰሉ ኸበድቲ ፅዕነታት ትሽከመልና እያ፡፡

እዚ ኣብ ምስሊ ትሪኢዎ ዘለኹም ባህላዊ መሳርሒ ሙዚቃ እንትኸውን ጭራ ዋጣ ዝባሃል ኣብ ከባቢ ትግራይ ዝርከብ እዩ፡፡

እዚ ኣብ ምስሊ እንሪኦ ዘለና ብነዋሕትን ሓፀርትን እፅ ዋት ዝተከበበ ኮይኑ ከምኡ እውን ምስሊ እምኒ ዝራኣዮ ዘሎን እዩ ፡፡

እዚ ኣብ ምስሊ እንሪኦ ዘለና እንዳ ምግቢን መስተን ኾይኑ ኣብቲ ምስሊ ኸኣ ሓደ ወድን ሓንቲ ጓል ኣንስተይትን ከምኡውን ኣብቲ እንዳ ምግቢ ዝሰርሕ ሓደ ወዲ ዝተፈላለዩ መስተታት ዝርከቦ ብርጭቕ ከምኡውን ስጋ ደርሆ ይርከብዎ፡፡

እዚ እንሪኦ ዘለና ምስሊ ኣጉል ዝበሃል ተክሊ እንትከዉን ደቂ ሰባት ንባህላዊ ሕክምና ዝጥቀምሉ ኮይኑ ከም ምቺ ዝኣመሰሉ ሕማም ይጥቀምሉ።